መሰረታዊ ገልጋሎት ሰባት ምችው ኩነታት ንክነብሩ ይገብር። ንኣብነት፦ ቀረብ ማይ፣ ኤሌክትሪክ ፖሊሳትን መጥፋእቲ ሓዊ ሰባት ካብ ገበንን ሓውን ንምድሓን፤ እዚኦም ድማ መብዛሕቲኦም ብመንግስቲ ይምርሑ።

መጋየፂ ማለት ናብ ሰውነትና ወይ ክዳና ዝኾነ ነገር ምውሳክ ምፅባቅ ማለት እዩ። ኣብነት፦ መጋየፂ ናይ ክሳድ፣ ቀለበት፣ ደስ ዝብል ክዳውንቲ ካሎኦትን ክኾኑ ይክእሉ።

ንግድን ምትዕድዳግን ኣቁሑት ምሻጥን ምዕዳግን የጠቃልል፡፡ ኣብ ሞንጎ ሰባት ከተማታትን ሃገራትን ክካየድ ይክእል። ንግዲ ኣብ ዓድና ዘይርከብ ነገር ብቀሊሉ ክንረክብ ይሕግዝ፡፡

መመላክዒ ቆርበት ንምክንካን እንጥቀመሉ ፍርያት እዪ:: ካብ ተኽልታትን ሓደጋ ዘይብሉ ንጥረ ነገራትን ክስርሑ ይክእሉ:: አብዚ ሎሚ ግዜ እዚ አወዳትን አጋላትን ይጥቀምሎም አለዉ ።

ፋሽን ብዛዕባ ናይ ሰባት ኣከዳድና ይምልከት:: በብግዚኡ ዝለዋወጥን በብቦትኡ ዝተፈላለየን እዩ:: ፋሽን ብዛዕባ ኣከዳድና ዝገልፅ ጥራሕ ተይኮነስ ብዛዕባ ፀጉሪ ኣሰራርሓን ጫማን እውን የጠቃልል እዩ ።

እፅዋት ንዓለምን ንእንስሳታትን ብጣዕሚ ጠቀምቲ እዮም፡፡ እፅዋት ሓመድ ተጓሕጉሑ ንከይከድ ይጠቅሙ፡፡ ንእንስሳታትን ኣዕዋፋትን ገዛ እዮም፡፡ ፍራምረን ኦክስጅንን ይህቡና፡፡

ኣርማ ዝኾነ ጠቃሚ ነገር ንምግላፅ እንጥቀመሉ ምልክት እዩ፡፡ ኣብነት ናይ ሃገረዊ ባንዴራ ኢትዮጵያ ኣርማ ኣብ ማእከሉ ዘለዎ ሰማያዊ ክቢ እንትኾን ኣብ ዉሽጡ ድማ ብጫ ኮኾብ ኣለዎ፡፡ ኣርማ ናይ መንነት መግለፂ እዩ፡፡

ተፍጥሮ ኩሉ ብተፈጥሮ እንረክቦ ከም ተክሊታት እንስሳት፣ ሩባታት እምባታትን ዝበሉ ዘጠቃልል እዩ። ከባቢ ድማ ኣብ ዙሩያና ዘሎ ህንፃታት ፣ፅርግያታት፣ በቢመዓልቱ ንርእዬም ሰባትን የጠቃልሉ።

መሰራታዊ ግልጋሎት ሰባት ኣብ ሓደጋ ዘይብሉን ሙችውን ኩነታት ክነብሩ ይገብር። ኣብነት ቀረብ ማይ ፅሩይ ማይን ፅሩይ ማይን መስተን ንመሕፀብን መስተን ይቅርብ፣ ኤለክትሪክ ንመብራህትን ማሽናትን ንምጥቃምን።

ቱሪዝም ንምዝንናይ ዝግበር ጉዕዞ እንትኾን ስደት ድማ ብምክንያት ኩናትን ኢኮኖምያዊ ቅልዉላዉን ዝበለፀ ስራሕ ንምርካብን ንድሕንነትን ናብ ካሊእ ዓዲ እንገብሮ ጉዕዞ እዪ ።

ሕብረተሰብ እኩብ ናይ ሓደ ዓይነት ባሀሊን እምነትን ዘለዎም ሰባት እትከውን መሰረት ናይ ሕብረተሰብ ድማ ስድራ እዩ። ሕብረተሰብን ስድራ ብስነ ስርዓት ንክንዓቢ ይሕግዙና።

ፋሽን ማለት ካብ ቅድም ኢሉ ዝነበረ ምዕባለ ተማሓይሹ ብመልክዕ ኣከዳድና፣ ፀጉሪ ኣሰራርሓ ወዘተ... ዝተፈላለዩ መንገዲታት ዝመፀ እዩ።

ኣትክልትን ኣሕምልትን ዝተፈላለዩ ንጥረ ነገራት ዝሓዙ እዮም፡፡ ብሕማም ከይንጥቃዕ እውን ይከላከሉ፡፡ ንኣብነት ከም ሰላጣ፣ ቆስጣ፣ ጎሞን ዝኣምሰሉ ይርከብዎም፡፡

መሰረታዊ ግልጋሎት መብዛሕትኡ ብመንግስቲ ይምርሑ፡፡ ንኣብነት ቀረብ ማይ ፅሩይ ማይን መስተን መሕፀቢን ይቀርብ፡፡ ኤሌክትሪክ ንመብራህቲን ንማሽናት መጥቀምን፤ ፖሊሳት መጥፋእቲ ሓውን ሰባት ካብ ገበን ሓውን ንምድሓን፡፡

መጋየፂ መመላክዒ እንትኾን ናብ ሰውነት ወይ ክዳን ዝኾነ ነገር ብምዉሳኽ ክኽዉን ይኽእል ።ኣብነት ናብ ገፅ ዝግበሩ መፀባበቅታት ብፍላይ ኣብ ደቂ ኣንስትዮ ከም ኩሕሊ ዝተፈላለየ ቀለም ዘለዎም ክዳዉንቲ እዮም።

መሰረተ ልምዓት መብዛሕቲኡ ብመንግስቲ ዝምርሑ ኮይኖም ኣብነት ከም ፅርግያ ምስራሕ፣ ቤት ትምህርቲ ምስራሕ፣ ሆስፒታላትን ካልኦት ንሰባት ዘድልዩ መሰረታዊ ነገራትን ይሃንፅ።

ዜና ኣብ ዓለም እንታይ ከምተፈጠረ ሓበሬታ እንረክበሉ ሜላ እንትኮን ኣብነት ዜና ስፖርት ኣብ ዓለምና ዝተካየዱ ዓለምላካዊን ሃገራዊን ውድድራት ዝካየደሉ ሓበሬታ ንረክበሉ።

መፋለጢ ማለት ሓደ መፍረዪ ኣካል ዘፍረዮ ውፅኢት ናብ ሰባት ንምብፃሕ ዝጥቀመሉ ሜላ እዩ። ኣብነት መፈለጥቲ ዝበሃሉ ማሕበራዊ ሚድያታት፣ ቴሌቨዥን ሬድዮን እዮም።

ሕጊ ኣክበርቲ ዝብሃሉ ናይ ሓንቲ ሃገር ሕግን ደንብን ዝክተሉ ሰባት እዮም፡፡ ሕጊ ንኸይጠሓስ እውን ይከታተሉ፡፡ ከም ስርቂ ሰባት ምጉዳእን ዝበሉ ገበናት ከይፍፀም ይከታተሉ፡፡

ትምህርቲ ማለት ሓድሽ ነገር ምምሃር ማለት እንትኮን ካብ መማህራንን ሰባትን ብምሕታት ክርከብ ይከኣል። ትምህርቲ ተተማሂርና ምንባብ ምፅሓፍ ሒሳብ ፣ሳይንስን ዓለም ክንርዳእን ንክእል ኢና ።

ምግቢ ብሂወት ንምንባር ጥዕናና ዝተሓለወ ክኾን እንበልዖ እዩ፡፡ ኣብነት ኣብ ኢትዮጵያ ዝተፈላለዩ ዓይነት ምግብታት ኣለው፡፡ ኣብነት እንጀራ፣ ሽሮ፣ ገዓት እዮም፡፡

ናይ ገዛ ኣቑሑ ዝበሃሉ ብተለምዶ ኣብ ገዛ እንረኽቦም ከም ወንበር፣ ጠረጴዛ፣ ዓራት፣ ካራ፣ ብረድስቲ ዝኣምሰሉ እንትኾኑ ናይ ቢሮ ኣቑሑ ድማ ዴስክ፣ ወንበር፣ ቢሮ፣ መደርደሪ ፋይላትን ወዘተ።

ተፈለጥቲ ሰባት ዝገበርዎ ስራሕ ዝፍለጡ እዮም። ፍሉይ ወይ ብሉፅ ብምስርሓም እውን ክከውን ይክእል። ኣብነት ንልሰን ማንደላ መራሒ መሲ ኩዕሶ ተጫወቲ እዮም።

መጋየፂ ማለት መማላክዒ ማለት እንትኸውን ዝተፈላለዩ ዓይነት መጋየፅታት ኣለው፡፡ ሓደ ኣብነት መጋየፂ ኩትቻ እንትኸውን ኣብ እዝኒ ዝግበር ኣዋልድ ዝጥቀማሉ ዓይነት መጋየፂ እዩ፡፡

ቤት ምግብን መስተን ንምዝንጋዕ ፣አዕርኽቲ ንምርካብ ፣ግዜ ንምሕላፍ ንጥቀመሎም። ቤት ምግቢ ከም ባህላዊ ምግብታት ሃም በርገርን ዝቅርብ እንትኾን አብ ቤት መሰተ ድማ ከም ቢራ ዝበሉ መስተታትን ፀወታትን ሙዚቃታት...

ዜና ኣብ ዓለም እንታይ ከም ዝፍጠር ሓበሬታ እንረክበሉ ሜላ እንትኮን ብዛዕባ ፖለቲካ፣ ስፖርት፣ ኩነታት ኣየር ክኮን ይክእል፡፡ ብጋዜጠኛታትን ብካሜራማናትን ኣቢሉ ድማ ብሞስኮት ቴሌቭዥን ይማሓላለፍ፡፡

መጋየፂ መመላክዒ ማለት እንትኾን ሰባት ንተፈላለዩ ምኽንያታት መጋየፂ ይጥቀሙ። ኣብነት ንበዓላት ሓደ ሓደ ሰባት ድማ ፅቡቕ ንኽርአዩ ወይ ባህሎም ንምግላፅን ንኻልኦት ንምፍላጥን።

ትራንስፖርት ማለት ሰባትን ኣቕሑትን ካብ ሓደ ቦታ ናብ ሓደ ቦታ ዝጎዓዓዝሉ መንገዲ እዩ። መኪና ፣ ኣብቶቡስ፣ ባቡር፣ ኣውሮፕላን፣ ጀልባን ኣብዚ ይጠቃለሉ ።ፅቡቅ ትራንስፖርት ከተማታት ክምዕብሉ ።

ናይ ገዛ እንስሳ ምስ ሰብ ዝሳነዩን ንዝተፈላለዩ ጥቕሚ ዝውዕሉ እዮም፡፡ ኣብነት ደርሆ ንእንቁላሊሕ፣ ፈረስ ድማ ንፅዕነት ፤ናይ በረኻ እንስሳ ድማ ናይ ባዕሎም ምግቢ ሃሊዩዎም ነፃ ኣብ በረኻ ይነብሩ፡፡ ኣብነት ሓርማዝ ፣ ህበይ፣ ኣንበሳ

አትክልትን አሕምልትን ንሰዉነትና ብጣዕሚ ጠቐምቲ እዮም። ምክንያቱ አብ ውሽጦም ቡዙሓት ቫይታሚናትን ንጥረ ነገራትን ዝሓዙ ስለ ዝኮኑ። ኣብነት ከም ሰላጣ፣ ቆስጣ፣ ጎመን እዮም።

ዜና ኣብ ዓለም እንታይ ከም ዝፍጠር ሓበሬታ እንረክበሉ ሜላ እዩ። ብዛዕባ ፖለቲካ ፣ ስፖርት፣ ኩነታት አየር ክኾዉን ይክእል። ሰባት ዜና ካብ ሬድዮ፣ ቴሌቭዥን፣ ጋዜጣ ፣ኢንተርኔት ይረክቡ።

ስራሕ ቅርሺ ንምርካብ እንገብሮ እዩ፡፡ ሰባት ኣብ ገዛ፣ ቢሮ፣ ድንኳን፣ ፋብሪካ ክሰርሑ ይኽእሉ፡፡ ኣብነት ሕክምና ካብቶም ብዙሕ ትምህርትን ልምድን ዘድልዮም ስራሕቲ ሓደ እዩ፡፡

ሙዚቃ ሰባት ብድምፆም ወይ ብመሳርሒ ዝፈጥርዎ እዩ፡፡ ሰባት ደርፍታት ይፅሕፉ፤ ይደርፉ፤ ወይ መሳርሕታት ሙዚቃ ይፃወቱ፡፡ ሙዚቃ ኣብ ድራማ፣ ሃይማኖት ክንጥቀመሉ ንኽእል፡፡

መሳርሕታት ሙዚቃ ንምፍጣር ወይ ነገራት ንምዕብን ክጥቀመሎም ንኽእል፡፡ ኣብነት ከበሮ ከበሮ ካብ ቆርበት ዝስራሕ ኮይኑ ብምውቃዕ ድምፂ ዘውፅእ መሳርሒ ሙዚቃ እዩ፡፡ ነገራት ንምዕቃብ ካብ እንጥቀመሎም ድማ ሓደ መስመርያ እዩ፡፡

ፖለቲካ ሓንቲ ሃገር ከመይ ኢላ ከምትከድ የርኢ። መራሕቲ ከም ቀዳማይ ሚኒስቴር ዝበሉ ከዓ ውሳነ ይህቡ። ሕጊታት ነገራት ብፍትሓዊ መንገዲ ንምክያድ ብመንግስቲ ይመስሉ።

ገዛ ናይ ደቂ ሰባት መፅለሊ እንትኾን ምንድቕ ካብ ሙቐትን ቁርን ዝከላኸለልናን ካብ ዝናብ ዝከላኸልን ናሕሲ ኣለዎ። ኣብ ውሽጦም ድማ ብዙሓት ክፍሊታት ከም መደቀሲ ክሽኔ ክህልዎም ይኽእል።

ሕብረተሰብ ኣብ ዉሽጡ ቡዛሓት ብሓባር ዝነብሩ ቤተሰብ ዝሓዘ እዩ። ቤተሰብ ስነስርዓትን ፍቅርን ምስ ካሎኦት ከመይ ኢልና ከም ንነብርን የምህሩና ሕብረተሰብ ድማ ሕጉሳትን ካብ ሓደጋ ዕቁባት ይገቡሩና።

ምግቢ ብሂወት ንኽንነብር እንበልዖ እንትኾን ኩሎም ዓይነታት ኩሎም ዓድታት ነናይ ባዕሎም ዓይነት ምግቢ ኣለዎም። ሓደ ሓደ ዝተቃመሙ፣ ሓደ ሓደ ጥዑማት ፣ ሓደ ሓደ መረርቲ ክኾኑ ይኽእሉ። ምግቢ ንጥምየት ጥራይ ከይኮነስ ኣካል ባህልን በዓልን እዩ።

ስፖርት ከም ኩዕሶ እግሪ፣ ሓመሳ፣ ጉያ ፣ኩዕሶ ኢድ ካልኦት ኣካላዊ ምንቅስቓሳት ዘጠቓለለ እዩ ስፖርት ኣካላዊ ብቕዓት ክህልወና እውን ይገብር እዩ።

መጋየፂ ማለት መማላክዒ እንትከውን ዝተፈላለዩ ዓይነት መጋየፅታት ኣለው፡፡ ሓደ ኣብነት መጋየፂ ወርቂ እንትከውን ወርቂ ብዝተፈላለዩ መልክዓት ክስራሕ ይክእል፡፡ ንኣብነት ናይ እዝኒ፣ ቀለበት፣ ወዘተ

እፅዋት ንምባር ዘድልዩና ተፈጥሮኣዊ ሃፍቲታት ኮይኖም ፍልፍል ኦክስጅን፣ ንምግብነትን፣ ንነዳዲ ሓዊን ይጠቅሙና፡፡ ኣብነት ቀላሚጦስ ነዳዲ ሓዊ ፍልፍል ኦክስጅንን ክጠቅም ይክእል፡፡

ስፖርት ሰባት ንመዘናግዒ ወይ ንውድድር ዝሰርሕዎ ምንቅስቓስ እዩ:: ስፖርት ጥዕናና ዝተሓለወ ክኸውን ይገብር ከምኡ እውን ስፖርት ብጉጅለ ወይ ንበይንኻ ይፅወት ኣብነት ኩዕሶ እግሪ ሓመሳ ጉያ እዩ።

ኣትክልትን ኣሕምልትን ጥዕና ዘለዎም ኣብ ተኽሊ ዝበቕሉ እዮም። ኣትክልትን ኣሕምልትን ንሰውነትና ሓይልን ጥንካረን ይህቡ። ኣብነት ድንሽ፣ ኮሚደረ፣ ጎሞን፣ ቆስጣ፣ ሰላጣ ።

ባህላዊ ሕክምና ብዘመናዊ ሕክምና ዘይተደገፈን ሓደገኛ ክከውን ዝክእልን ዝተፈላለዩ ተክልታት ኣቃሚሞም ንኣብነት ከም ጨና ኣዳም ፣ ደመ ካሴ ፣ ቀላሚጦስ ዝበሉ እዮም ።

ሕርሻን ግብርናን ንምግብነትን ካልኦት ነገራትዝዉዕሉ ተኽልታት ምትካልን ፣ እንስሳ ምፍራይን ይምልከት። ሕርሻ ከም ሩዝን ስርናይ ዝበሉ እንተፍሪ ግብርና ድማ ተወሳኺ ከም ደርሆን ላሕምን ዝበሉ የፍሪ።

አትክልትን አሕምልትን ቢታሚናትን ካልኦት ንጥረ ነገራትን ዝሓዙ እዩም፡፡ ብሕማም ከይንጥቃዕን ስውነትና ንምህናፅ ይጠቅሙ፡፡ አብነት ከም ሰላጣ ፣ ቆስጣ ፣ ጉመን ፣ሓምሊ ዝአመስሉ ይርከብዎ፡፡

መጋየፂ ገዛና ንምምዕራግን ፅቡቅ ኮይኑ ክርአን ፍሉይ ክከውንን ዝገብር እዩ። ንኣብነት ዝተፈላለዩ ዓይነት ቀለም ዘለዎም ዕንበባታት ብምትካል ፅቡቅ ጨና ዘለዎም ተክልታት ብምትካል።

ፋሽን ናይ ሰባት ኣከዳድና ይገልፅ ከም ክዳዉንቲ ጫማ ፀጉሪ ኣሰራርሓ የጠቃልል ፋሽን ንቆልዑ መናእሰይ ሰብኣይን ሰበይትን ክከውን ይክእል።

ባህላዊ ሕክምና ጥዕናና ንምሕላው ቀደም ንጥቀመሎም ዝነበሩ መንገድታት እዮም፡፡ ባህላዊ ሕክምና ከክንዲ ዘመናዊ መድሓኒት ምጥቃም ተኽልታት ኣቃሚምካ ምጥቃም እዩ ነይሩ፡፡ ብዙሓት ሰባት እውን በዚ ይኣምኑ፡፡ ምኽንያቱ ተፈጥራዊ ስለዝኾነ፡፡

ሕርሻን ግብርናን ንምግብነት ተክልታት ይተክሉ ፣ እንስሳት እውን የፍርዩ እዮም ።ሓረስቶት ንፀባ እንቁላሊሕ ስጋ ንምርካብ እንስሳት የፍርዩ እዮም፤ ዝራእቲ እውን ከም ሩዙን ስርናይ ዝበሉ የፍርዩ።

ሱፖር ማርኬት ሰባት ምግብን ካልኦት ዝደልይዎም ነገራት ዝገዝእሉ ቦታ እንትኮን ኣብ ሱፐርማርኬት ክንገዝኦም እንክእል ነገራት ድማ ፍራምረ፣ ኣትክልቲ፣ ከም ሳሙና ዝበሉ ናይ ፅሬት ኣቅሑታት ማይን ልስሉስ መስተታትን እዮም፡፡

ሕርሻ ከም ሩዝ፣ ስርናይ፣ ዒልቦ ዝበሉ እኽልታት ምትካል እንትኾን ግብርና ድማ ካብ ምትካል ብተወሳኺ ከም ደርሆ፣ ላሕምን ዝበሉ ምፍራይ እዩ፡፡

ኣርማ ናይ መንነት መግለፂ እዩ፡፡ ኣብ ባንዴራን ፣ ሰርተፊኬታትን፣ ዲቪዛታትን፣ ኣብ ቤት ትምህርትን ክንጥቀመሉ ንክእል፡፡ ናይ ኩዕሾ ተፃወቲ ጉጅለ እውን ናይ ኣንበሳን ሽላን ክገብሩ ይ፡፡